መኪና ዝሽወጣሉ ቦታ ንፁሁን ድምፂ ዘይብሉን ክኸውን ይግባእ እቲ ቦታ ፅቡቕ ኣገልግሎ ዝህቡ ሰራሕተኛታት ባህሪ መኪና ብግልፂ ዘቕርቡ ከመይ ንጥቀመለን ከም እንክእል ዝሕቡርን ግልፂ ዝኾነ ብትሕትና ዝተመልኣ ኣቀባብላ ዝገብሩ ክኮኑ ይግበእ።

ነጋዴታት ናብ ሰባት ካብ ዘቕርብዎም ሓደ ናይ ገዛቕሑ መሸጢ እዩ፡፡ ናይ ገዛ ኣቕሑ ደቂ ሰባት ግልጋሎት ዝህቡ መሳርሕታት እዮም፡፡ እዞም መሳርሕታት እዚኦም ክዳውንቲ መብሰሊ ምግቢ መሕፀቢ ኽዳንን መቕመጢ ናዉትን ክኾኑ ይኽእሉ፡፡

ፀባ ካብ ወፂኢት እንስሳ እንረኽቦ ኮይኑ ሓይሊ ዝህብን ንሰውነትና ዝፅግንን ጥዕናና ኣድላይ ዝኮነን ጥረ ምግቢ ዝሓዘ እዩ። ፀባን ርጎን ሕቛን ጠስሚ ንምስራሕ ይጠቅም ርጎኦ ምስ ፀብሒ ዝተፈላለዩ ምግቢታት ከም መጥዓሚ ኮይኑ ይጠቅም ጠስሚ ድማ ንፀጉሪ ንምግቢ ይጠቅም።

ኣብ ኢትየዮጴያ ኻብ ዘለዎ ሃፍቲ ብና ሓደ እዩ ብና ንወፃኢ ካብ ትልእኾም ሸቐጣት ወይ ዝጥቀመሎም ተፈጥራዊ ሃፍቲ እዩ ብና ንግሆ ተላኣልዒልካ ቅሚድ ናብ ሥራሕ ወይ ናብ ጉዳይ ምኻድካ ምስ ቊርሲ ጌርካ ዝስተ እዩ።

ኣብ መንግስቲ ኤለክሮኒካዊ ኣገልግሎታት እኒሆ ዝበሃል እቲ መንግስቲ ኣገልግሎታቱ ብከምፒተርን ብኢንተርኔትን ንህዝቢ ተጠቃሚ አትትገብር እዩ፡፡ ከምኡውን ጊዜን ገንዘብን ናይቲ ህዝቢ ይቑጥብ፡፡

ባንኪ ገዘብኻ ምእቋድ ዝጠቅም ዘመናዊ ተክንሎጅ እዩ ዘምናብምዃን ድማ ገንዘብካ ካብ ሠረቕቲ ካድልይቲ ካብ ዘይኹን ነገራት እምሕላዊ ይጠቅም ስለዙ ገንዘብና ሕሉ ንኸውን ኣብ ባንኪ ኽነዕቑርወ ኣይግባእ

ንወድ ሰብ ካብ ዘድልይዎ መሰረታዊ ነገራት ክዳን ሓደ ኮይኑ ንመልከዕ ቁሪ መከላከሊ ይጠቅም ክዳን ካብ ጡጥ ካብ ሃሪ ካብ ቆርበትን ካብ ዝተፈላለዩ ተክልታት ክስራሕ ይኽእል እዩ።

ኣብ ኢትዮፕያ ካብ ዘለዉ ሃፍቲ ቡና ሓደ እዩ። ቡና ንወፃኢ ካብ ትልእኮ ሸቀጣት ወይ ትጥቀመሎም ተፈጥራዊ ሃፍቲ እዩ። ቡና ንግሆ ተላዒልካ ቅድሚ ናብ ስራሕ ወይ ናብ ጉዳይ ምካድካ ምስ ቁርሲ ገይርካ ዝስተ እዩ።

ባንኪ ናይ ወፃኢ ልውወጥ ገንዘብ ንምክያድ፣ ክፍሊት ቀሊል ንምትግባር፣ ናይ ኢኮኖሚ ዕብየት ንምሕጋዝ፣ ልቓሕ ንምሃብ፣ ገንዘብና ንምሕላው ይጠቅም። ባንኪ ከም ትካል ተራድኦ ዝበሉ ኣባላት ኢኮኖምያውን ማሕበራውን ድሕንነቶም ንኸማሕይሹ ብዋንነት ተጠቃሲ እዩ።